ሃይማኖት ሃይማኖት ሓደ መግለፂ ባህሊ እዩ። መግለፂ ባህሊ ክንብል ከለና እቲ ሃይማኖት ንሱ ኣብቲ ቤተክርስቲያን እቲ ዝቅደስ ዝውደስ እዙይ መግለፂ ሃይማኖትና ወይድማ ባህልና እዩ።

ጉዕዞን ቱሪዝምን ስደትን፡- ጉዕዞ ብእግርካ ዝተጓዓዝካዮ እንትከውን፤ ቱሩዙም ድማ እቲ ተጓዒዝካዮ ዝከድካዮ ገዳም እንትከውን፤ ስደት ድማ ኣብ እቲ ቱሪዝም ክትሪኢ ምስ ከድካ ብዘለካዮ ኣብኡ እንተተሪፍካ ስደት ይባሃል፡፡

መፍለጢ ማለት መግለጺ ማለት አዩ መግለጺ ማለት ድማ ኣብ ሓደ ከባቢ ጣንጡ ወይ ድማ ዓሶ ዝረኣዮ ከባቢ እንተ ኮይኑ ጣንጡ ከይበልዓኹም ዛንዜራ ተጠቐሙ ኢልካ መግለጺ ወይ ድማ መፍለጢ ምሃብ እዩ።

ሃይማኖት በክልተ መንገዲ ክንርኦ ንክእል። ሃይማኖት ክርስትናን መስሊሙን እዩ። ሃይማኖት መስሊም እንተሪኢና ብጣዕሚ ደስ ባህልን ድሙቁን እዩ።

መሰረታዊ ልምዓት፡- ኣብ ሓደ ከባቢ መሰረታዊ ልምዓት ዘይነበሮ መሰረታዊ ልምዓት እንተገይርካሉ ኣዝዩ ደስ ባሃሊ ይኸውን፡፡

ኣርማ ፤ ኣርማ ማለት ሓደ ምልክት ኮይኑ ኣብ ናይ ወታደር ወይ ፖሊስ አብናይ ማእገሮም ዝግበር ምልክት ኣርማ ይበሃል። ነዙይ ድማ መግለፂ ዘለዎም ስልጣን እዩ።

መሰራዊ ግልጋለሎት ማለት ኣዝዩ ጠቃሚ እዩ፡፡ መሰራተዊ ግልጋሎት ኣብ ገዛውትካ ኮይንካን ንዘላኣለምካ ክትነብረሉ እትክእል ኣብ ገዛካ እትሰርሖ መሰረታዊ ግለጋሎት ኢልና ክንገልፂ ንክእል፡፡

ስፖር ማርኬትን ኣቁሑን፡- ስፖር - ማርኬት ማለት ብሓደ ሰብ ዝውነን ኮይኑ ኣብ ውሽጡ ዝፈላለዩ ኣቁሑት ዝሓዘ እዩ፡፡

ሕብረተሰብ ሕብረተሰብን ስድራን ሕብረተሰብ ማለት ኣብ ሓደ ከባቢዝነብሩ እንትኮኑ ስድራ ማለት ድማ ሰብአይ ሰበይትን ምስ ደቆም ዝርከብሉ ገዛ እዩ፡፡